ፋሽን ማለት ቅድሚ ሕዚ ተሰሪሒሎም ዘይፈልጥ እታወታት እዮም። ኩሎም ፋሽን እታወታት ዘመናዊ ክንብሎም ንክኢል ዶ?

ኣቲኽልትን ሕምልትን ዘምዋልዉሃ ድማም ኸልኽልቲ ምታ ዘጕድዉበን ወዲሴብ ምሙ ጕኒ ዘበልግየ ሕምልንኣቲክልትን ኃምልትን ብወዲ ሴብካ ሕማም ክካላከሉ ይክእሉ ዶ?

ጥበብ ማለት ዝኾነ ይኹን ዓይነት ብኣእሙረና ክንሰርሖ ንኽእል ክእለት ማለት እዩ፡፡ ባህሊ ማለት ድማ ምሳና ሒዝናዮ ክንዓቢ ከለና ካብ ወለዲ ይኹን ካብ ዝኾነ ይኹን ክንወርሶ ከለና ባህሊ ይበሃል፡፡ ባህሊ ንወድ ሰብ ጠቓሚ ድዩ?